እዚ እንሪኦ ዘለና ሰብ ኣባላት ምክልካል ሰራዊት ትግራይ ተባሂሎም ካብ ዘፍለጡ ሓደ እዩ። ከምኡ እውን ጀነራት ትግራይ ተባሂሎም ካብ ዝፍለጡ ሓደ እዩ። ሽሙ መን ኢልኩም ትግምቱ ስርሑ ከ እንታይ እዩ?

ኣብዚ ምስሊ እዚ ከምእንሪኦ ዘለና ቤት ትምህርቲ ህፃናት እዩ፡፡ ኣፀደ ህፃናት ይበሃል፡፡ ኣበይ ከባቢ ወይ ድማ ኣበይ ዓዲ ይርከብ?

ኣብዚ ምስሊ ከም እኒርእዮ ዘለና ተኽሊ ኢና ንርኢ ዘለና ።ፍራምረ ካብ ዘፍርዩ ተኽልታት ድማ ሓደ እዩ። እንታይ ዓይነት ፍረ የፍሪ ? እቲ ተኽሊ ባዕሉ ኸ እንታይ ይብሃል ሽሙ?

ኣብዚ ምስሊ ከምቲ ንሪኦ ዘለና ስረሕቲ ህንፀት ብማሽን ተደጊፎም እናሰሑ ይርከቡ። እዞም ስራሕቲ ህንፀት እንታይ እናተብሃሉ ይፍለጡ ?

እዚ ኣብ ምስሊ እንዕዘቦ ዘለና ስእሊ ንመጋዓዝያ ዝተፈላለዩ ንብረትን ኣቑሑን ኢና ንምልከት ዘለና፡፡ እዚ መጓዓዝያ እዚ ከዓ እንታይ እንዳተባሃለ ይፍለጥ?

አብዚ ምስሊ እዚ ከም እንሪኦ ዘለና ተምሃሮ ዝተፈላለየ መፅሓፍ ሒዞም እናንበቡ ይርከቡ። ብተወሳኪ እውን መፅሕፍቲ ተሰሪዖም ንሪኢ አለና እዚ መፅናዕቲ ዝከየደሉ ቦታ እንታይ እናተባህለ ይፍለጥ?

እዛ አብ ምስሊ እንሪአ ዘለና ጓል አንስተይቲ ድምፃዊት እያ ብቡዛሓት ትግርኛን አማርኛን ደራፊ ንፈልጣ ውሪይቲ ደራፊት እያ። እዛ ደራፊት እዚአ መን እናተባህለት ትፍለጥ?

ኣብዚ ምስሊ ከምቲ እንሪኦ ዘለና በረካ ኢና እንሪኢ ዘለና፡፡ ዝተገደበ ኣእማን እውን ንርኢ ኣለና፡፡ ንምንታይ ተገዲቡ ኢልኩም ትሓስቡ?

ኣውዙይ ምስል እዙይ ዘርኤና ኣብ ተመጻሳለይ ዕድመ ዘለዉ ሕፃውንቲ ኢና ንርእ ዘለና እዘም ሕፃውንቲ እዚዮም ብህላዊ ጸወታ ናተፃወቱ ይርከዉ እዝ በህላዊ ጸወታ እዙይ ድማ ነይ ባዕለ ዝኾነ መጸውዕ ሸም ኣለዋ እዝ መጸውዕ ሸም እንታይ ይባሃል?

ኣብ እዚ ምስሊ ከምቲ እንርኦ ዘለና ደንበ ከፍቲ ኢና ንርኢ ዘለና ።ከምቲ ዝፍለጥ ከዓ ከፍቲ ቡዝሕ ረበሓታት ይህቡና ። ከም ንኣብት እንተያ ዓይነት ረብሓ ክህቡና ይክእሉ?

ኣብዚ ምስሊ ንሪኦ ዘለና ዓብዩ ህንፃ ኣብ ከተማታት ትግራይ ካብ ዝርከቡ ህንፃታት ሓደ እዩ:: ከምኡ እውን ቤት ምግብን እውን እዩ:: እንታይ እንዳተበሃለ ይፍለጥ? ኣብ ምንታይ ከተማ ከ ይርከብ ?

እዚ እንሪኦ ዘለና ዝራእቲ ፅባቀ ክረምቲ ዘንፀባርቅ እንትኸውን። ኸምኡ እውን ንግልጋሎት ምግብነት ዝውዕል እዩ። እዚ ዝራእቲ እዙይ እንታይ እናተብሃለ ይፍለጥ።

እዛ ንርኣ ዘለና ተኽሊ ዓምባቢት ተኽሊ እያ፡፡ እዛ ዓምባቢት ተኽሊ እዚኣ ኣብ ቡዝሕ ቦታታት ቦቂላ ንሪኣ ኢና ፡፡ከምኣብነት ኣብ መንበሪ ገዛውቲ ፣ኣብ ዝተፈላለዩ ኣብያተ ቤት ትምህርቲ ፣ኣብ ፅርግያ እውን ንሪኣ ተኽሊ እያ ፡፡እዛ ተኽሊ እዚኣ እንታይ እናተባህለት ትፍለጥ ?

እዚ እንርእዮ ዘለና እንስሳ፡ እንስሳ ዘገዳም እንትኸውን ከም እቲ እንርእዮ ዘለና ጨጓርን ንጉስ እንሰሳታት እንዳተባሃለ ዝፍለጥ እዩ። ብጣዕሚ ተፈራሓይ እንስሳ እዩ። እንታይ እንዳተባሃለ ይፍለጥ?

ኣብ እዚ ምስሊ እዚ እንዕዘቦ ነገር እንተሃለወ ክራር ዘፃውቶም ሰብኣይ እንአ፡፡ ካብኡ እውን ስነስርዓት ብመስርዕ መስርዕ ሒዞም እዮም ይስዕስዑ ዘለዉ፡፡ እዚ ባህሊ እዚ ኣበየናይ ዓዲ ዝርከብ ባህሊ እዩ?

እዚ ኣብ ምስሊ ንሪኦ ዘለና ስእሊ ካብ ዓሻኽ ተኽሊ ዝቦቁል ፍረ ኾይኑ ንምግብነት ንጥቀመሉ እዩ ።ኣበይ ከባቢ ይቦቁል ሽሙ'ኸ እንታይ ይበሃል

እዚ ኣብ ምስሊ እንሪኦ ዘለና ዓይነት ዝራእቲ እንተከውን ንምግብነት ዘገልግለና ዝራእቲ እዩ፡፡ ብቆላ ከባቢ ዝፈሪ እውን እዩ፡፡ እንታይ እንዳተባሃለ ይፍለጥ?

እዚ ንሪኦ ዘለና ቆፅሊ ገፊሕ ቆፅሉ ኮይኑ ንምግብነት ዘገልግለና ፍረ እዩ ዘፍሪ ።እዚ ቆፅሊ እዚ እንታይ ተባሂሉ ይፍለጥ ? እቲ ዘውፀኦ ፍረ ከ እንታይ ይበሃል ?

አብዚ ምስሊ እንሪኦ ዘለና ስእሊ ድማ ዘመናዊን ፅቡቕ ዝበሃል ቅርፂ ሓልዩ ዝተሰርሐ ቤት ምግቢ እዩ እኒኤ፡፡ እዚ ቤት ምግቢ አበየናይ ከተማ ይርከብ ኢልኩም ትግምቱ?

እዞም ንሪኦም ዘለና ካብ ዓይነታት ጫማ ሓደ እንትኾኑ ነፀላ ጫማ ብዝበሃል ይፍለጡ። ደቂ ኣንስትዮ ዋላ እውን ደቂ ተባዕቲዮ ዝረግፅዎም ጫማ እንትኾኑ ዋግኦም ክሳብ ክንደይ ይግመት ?

እዞም እንሪኦም ዘለና ሊቃናት ሃይማኖት እንትኾኑ ዘርእይዎ ዘለዉ ምርኢት እንታይ እንዳተባሃለ ይፍለጥ? ኣብ ከመይ ኩነታት ከ እዩ ዝካየድ እዚ ምርኢት እዚ? ኣብ ምንታይ በዓል ከ ክከውን ይክእል? ብተወሳኪ እዉን እዚ ሒዘሞ ዘኒኤው መሳርሒ እንታይ ይባሃል?

እዞም እንሪኦም ዘለና ኣቑሑት ባህላውን ሃይመናታዊን ትሕዝቶ ዘለዎም መስቀላት እዮም። እዞም መስቀላት እንረኽበሎም ፍሉይ ዝበለ ቦታ ኣሎ። እዚ ቦታ እዙይ ኣበይ ክኮን ይኽእል ኢልኩም ትግምቱ?

ኣብዚ ምስሊ እዚ እንዕዘቦ ዘለና ነገር ቡዙሓት መካይን ንርኢ ኣለና፡፡ ቡዙሓት መካይን ዝእከባሉ ቦታ ድማ መናሃርያ እናተባሃለ ይፍለጥ፡፡ ኣብ ምንታይ ዓዲ ዝርከብ መናሃርያ ይመስለኩም?

እዚ ኣከዳድና እዚ ኣብ ትግራይ ካብ ዝኽበሩ ዓበይቲ ብዓላት ኣሽንዳ ዝኽዳን ኣከዳድና እዩ። ብድሙቅ ዝኽበር በዓል እንትኸውን እዚ ኣብ ክሳዳ ጌራቶ ዝኒኣ መጋየፂ እንታይ ተባሂሉ ይፍለጥ?

እዚ ገዛ እዚ ናይ ስራሕ ቦታ እንትከውን መሸጥን መከፋፈልን ቀለብ እንስሳ ተመስገን ኣማረ እዩ ዝብል:: እዚ ናይ መሸጥን መከፋፈልን ቀለብ እንስሳ ዝኮነ ናይ ስራሕ ቦታ ኣበይ ቦታ ይርከብ ይመስለኩም?

እዞም ንሪኦም ዘለና ህፃውንቲ ቆልዑ ተምሃሮ እዮም። እዞም ተምሃሮ እዚኦም ከዓ ሓደ ዓይነት ዝኾነ ናይ ተምሃሮ ምልክት መለለዪ ክዳን ተከዲኖም እኔዉ:: እዚ ክዳን እዚ ኣበየናይ ቤት ትምርቲ እዩ ዝኽደን ክዳን እዩ? ታይ እንዳተብሃለ ከ ይፍለጥ ?

ኣብዚ ምስሊ እዚ ከም እንሪኦ ዘለና ሰለስተ ሰባት እንሪኢ ኣለና፡፡ ብተወሳኪ እውን ክልተ ዋርድያታት ንሪኢ ኣለና፡፡ ናይ ምንታይ ዓይነት ትካል ዋርድያ ክኮኑ ይክእሉ?

እዛ እንሪአ ዘለና ኣቅሓ ኣብ ቡዙሕ መፀባበቂ ዝሽየጥሉ ድንኳናት ትሽየጥ ኣቅሓ እያ፡፡ ብበዝሒ ድማ ደቂ ኣነስትዮ ይጥቀማላ፡፡ ከምኡ እውን ናይ ባዕላ ዝኮነ መፀዊዒ ሽም ድማ ኣለዋ፡፡ ሽማ መን ተባሂሉ ይፍለጥ?

ኣብ እዚ ምስሊ ዘርእየና ሓደ ሰብኣይ ደው ኢሉ ኣብ ቤተክርስትያን ፀሎት እናብፀሐ ንሪኢ ኣለና፡፡ እዚ ቤተክርስትያን እዚ ኣበየናይ ከተማ ዝርከብ ቤተክርስትያን እዩ?

እዛ እንሪኣ ዘለና ኣቕሓ ብበዝሒ እንረኽበላ ቦታታት ኣለው። ከም ኣብነት ኣብ ኣብያተ ትምህርቲ ንረኽባ ኢና ከምኡ እውን እትህበና ግልጋሎት ናይ ባዕላ ዝኾነ ግልጋሎት ኣለዋ። ትህበና ግልጋሎት እንታይ ተባሂሉ ይፍለጥ?

እዛ ኣብ ምስሊ እንሪኣ ዘለና ኣብ ፅርግያ ደው ኢላ ዝንኣ እንስሳት ካብ ዓይነታት ዓዕዋፍ ሓንቲ ኮይና እንታይ እነተባሃለት ሽማ ትፍለጥ? ብበዝሒ ከ ኣበይ ከባቢ ትረአ?

አብዚ ምስሊ ልክዕ ከምቲ ንሪኦ ዘለና ገዛውቲ ንሪኢ አለና ።ብእምኒ ዝተኸበበ ካንሾሎ ንሪኢ አለና። አበይ ቦታ ይመስለኩም?

አብ እዚ ምስሊ እንዕዘቦ ነገር እንተሃለወ መኪና ተጓዓዚት መኪና እንሪኢ ዘለና:: እዛ መኪና እዚአ ስራሕን ሓላፍነትን እንታይ እዩ? አብ ምንታይ ግልጋሎት ክትውዕል ንዕዘባ?

እዚ እንሪኦ ዘለና ምስሊ ዕሽግ ምግቢ እንትኸዉን ኣብ ዝተፈላለዩ ድንኳናት ዝርከብ ምግቢ እዩ። ብስሉጥ ዝበስለልና ምግቢ እዉን እዩ። እንታይ እናተብሃለ ይፍለጥ ሽሙ?

እዚ እንሪኦ ዘለና ውፅኢት ስራሕቲ ዕንጨይቲ እንትኸውን መብዛሕትኡ ግዜ ኣብ ኣብያተ ትምህርቲ እንረኽቦ ኣቅሓ እዩ። ከምኡ ውን ናውቲ ቤት ትምህርቲ ተባሂሎም ካብ ዝፍለጡ ኣቁሑ ውን ሓደ እዩ። ፋሉይ ሽሙ እንታይ ተባሂሉ ይፍለጥ።?

አብዚ ምስሊ ከምእንሪኦ ዘለና ናይ አብ ገጠር ስሩዕ ትምህርቲ ቤት ዘይብሉ እዮም ዝመሃሩ ዘለዉ፡፡ አበየናይ ክሊ ዕድመ ዘለዉ ተማሃሮ ኸ ይመስሉ?

እዚ ኣብቲ ምስሊ እንሪኦ ዘለና ዓዲ ኢና ንርኢ ዘለና ኣብዚ ዓዲ እዚ ድማ ካብቶም ዕሸላት ከተማታት ትግራይ ዝበሃላ ሓንቲ እያ፡፡ እዛ ከተማ እዚኣ ሽም እታ ከተማ መን ይባሃል?

እዚ ከምቲ ኣብ ምስሊ እንሪኦ ዘለና ንዝተፈላለዩ ዓይነታት ተሽከርከርቲ ዘዲሊየን ነዳዲ ዝሽየጠሉ ቦታ እዩ። እንታይ እናተባህለ ይፍለጥ?

ኣብዚ ምስሊ ከምቲንሪኦ ዘለና ብዙሓት መራሕቲ ሃይማኖት ብተወሳኺ ውን ህዝቢ ንሪኢ ኣለና፡፡ ኣብ ከምዚ ኩነታት ኮይኑ ዝኽበር ክብረ በዓል ውስን ኢልካ ካብ ከተማ ውፅእ ኢልካ ዝኽበር በዓል እንታይ ክኸውን ይኽእል?

ኣብዚ ምስሊ እዚ እንዕዘቦ ዘለና ነገር ኣብ ገጠር ከባቢ ዝመስል እንትኸውን 3+ ሰባት ንሪኢ ኣለና፡፡ እንታይ እናገበሩ ይርከቡ ይመስለኩም?

ኣብዚ ምስሊ እዙይ እንዕዘቦ ዘለና ነገር ደርፊ ናይ ሰለሙን ይኩኖኣምላክ ፉሉጥን ብጣዕሚ እንፈትዎን ትግራዋይ ደራፊ እንትከውን መዓዝ ከባቢ መዓዝ ዓመተምህረት ዘውፃኣ ደርፊ እያ?

እዛ እንርእያ ዘለና መፅሓፍ ሓንቲ ኤርትራ እትብል መፅሓፍ እያ። ብ ኣለምሰገድ ተስፋይ ዝተደረሰት መፅሓፍ እንትትኸውን ክንደይ ገፃት ኣለዋ? ብዛዕባ እንታይ ከ ትትርኽ?

እዞም ንሪኦም ዘለና ክልተ ሰባት ኣብ በረኻ ጉድጓድ እናኳዓቱ እዮም ዝርከቡ እዚ ዝኹዕታዎ ዘለዉ ጉድጓድ ድማ ንምንታይ ግልጋሎት ይውዕል ወይ ድማ እንታይ ዓይነት ረብሓ ክህበና ይኽእል?

ኣብዚ ምስሊ እዙይ ከምቲ እንርእዮ ዘለና እንስሳ ኢና እንርኢ ዘለና:: እዚ እንስሳ እዙይ ከዓ ካብ ዓይነታት እንስሳ ዘገዳም ሓደ እዩ። ኣብ በረካ ጫካ ዝነበር አንሰሳ እዩ:: ሽሙ እንታይ እንዳተበሃለ ይፍለጥ?

እዚ ምስሊ ዘርአና እደርፊ ናይ ፍሉጥ ትግራዋይ ድማፃዊ ኤፍሬም ኣማረ ኣሰይ ኣሰይ ዝብል ዝርእሳ ደርፊ እዩ። ዝደርፊ እዚ መዓዝ ዓመተ ምህረት ኣውፂዎ? ኣብዚ ደርፊ እዚ ዘላ ተዋሳኢት ከ መን ትብሃል ሽማ ?

ኣብዚ ምስሊ እዚ እንዕዘቦ ዘለና ነገር ኣቕሓ እዩ። ንዝተፈላለዩ ዓይነታት ፀብሒ ዝብላዕ መብሰሊ እንጥቀመሉ ነገር እንትኸዉን እንታይ እናተብሃለ ይፍለጥ?

እዚ ተኽሊ እዚ ብዙሕ ዓይነታት ረብሓ ዝህበና ተኽሊ እዩ፡፡ ከም ንኣብነት ንብዙሓት ዓይነታት ገዛውቲ መስርሒ ዝጠቕመና ተኽሊ እዩ፡፡ እዚ ተኽሊ ድማ ብመብዛሕቲኡ ብከባቢ ደጉዓ ዝበቁል እንትኸውን እንታይ እናተባህለ ይፍለጥ?

ኣብዙይ ምስሊ ዙይ ነዕዘወ ነገር እንተሃለወ ኃይማናታዊ ትርኢት እዩ ዝረአዘሎ እዙ ሃይማናታዊ ትርኢት እንታይ ተብሂሉ ይዝዋዕ መዓዝም ኣብ ከመይ ኲነታትን ይካየድ?

እዞም ንሪኦም ዘለና ተመሃሮን መምህርን ኢና ንርኢ ዘለና፡፡ እዞም ተመሃሮ እዚኦም ኣብ ዩኒቨርስቲ ትግራይ ዝመሃሩ ተመሃሮ እንትኾኑ ኣበየናይ ዩኒቨርስቲ ዝመሃሩ ተመሃሮ እዮም?

እዚአ ከምቲ ንሪአ ዘለና ናይ ገባሪ ሰናይ መለለይ ምልክት ባንዴራ እንትኸውን ከምኡ እውን ናይ ገባሪ ሰናይ መለለይ እያ ።እንታይ ተባሂላ ትፍለጥ?

እዚ ንሪኦ ዘለና ዝብላዕ እንትኸውን እዚ ዝብላዕ እዚ ብበዝሒ ኣብ ገጠር ኣዴታትና ዘዳልውኦ ምግቢ እዩ ።ብበዝሒ 'ውን ኣብ ቀውዒ ምስ ሓረስታይ ምትእስሳር ኣለዎ። እዚ ምግቢ'ዚ እንታይ ተባሂሉ ይፍለጥ?

አብዚ ባህላዊ አከዳድና ዝተኸደነት ጓል አንስተይቲ ንርኢ አለና:: እዚ ባህላዊ አከዳድናን እዚ ድማ ንበዓል አሸንዳ ዝውክል አከዳድና እዩ። በዓል አሸንዳ ካብቶም ዓበይት በዓላት ትግራይ ዝበሃሉ ሓደ እዩ። ከምኡ እውን አብ ክሳዳ ገይራቶ ዝኒአው መጋየፅታት ሽሞም ናይ ባዕሉ ሽም አለዎ። እንታይ ተባሂሎም ይፍለጡ?

እዚ ኣብ ምስሊ ንሪኦ ዘለና ሰብ ካብቶም ኣብ በዓል ስልጣናት ናይ ትግራይ ሓደ እዩ። ብድምፂ ወያነ መግለፂ እንዳሃበ ንሪኦ ኣለና። ስርሑን ሓላፍነቱን እንታይ እዩ? ሽሙ ከ መን ይበሃል?

ከምቲ ኣብ ምስሊ እንሪኦ ዘለና ምስሊ ሰብኣይ ናይ ትግራይ ቴሊቪዥን ዜና ስፖርት ኣንባቢ እዩ ዝንሄ። ሽሙ መን እንዳተብሃለ ይፍለጥ?

እዛ ምልክት እዚኣ ብዙሓት እንፈልጣ ምልክት እያ። እዚኣ ምልክት እዚኣ ድማ ብቫይረስ ንዝመፅእ ሕማም ትውክለልና ምልክት እያ። እሞ እዚ ብቫይረስ ዝመፅእ ሕማም እንታይ እናተብሃለ ይፍለጥ?

እዞም እንሪኦም ዘለና ገዛውቲ ናይ ስራሕ ገዛውቲ እዮም። ናይ ስራሕ ቦታታት እዮም። እዞም ናይ ስራሕ ቦታታት ዝሰርሕሉ ዓይነት ስራሕ ድማ ክዳውንቲ መሸጢ እዮም። ኣበይ ቦታ ይርከቡ?

እዚ ንሪኦ ዘለና ናይ ስራሕ ቦታ ስራሕቲ ውፅኢት ዕንፀይቲ ኣረጋዊ ይበሃል፡፡ ዝሰርሖ ዓይነት ስራሕቲ ድማ ዝተፈላለዩ ናይ ገዛ ኣቁሑት ክኮን ይክእልእዩ፡፡ ናይ ስራሕ ቦታ ዝኮነ ኣቁሑት ዝሰርሕ ናይ ስራሕ ቦታ እዩ፡፡ እዚ ናይ ስራሕ ቦታ እዚ ኣበይ ቦታ ይርከብ ?

አብ እዚ ምስሊ እዚ ከምቲ እንሪኦ ዘለና ካብ ዝተፈላለዩ መጋየፅታት ዝተጠቀመት ጓል አንስተይቲ ኢና ንሪኢ ዘለና። ናይ ምንታይ ሀገር ወይ ካዓ ናይ ምንታይ ዓዲ ባህሊ የንፃባርቕ?

ኣብዚ ስእሊ እዙይ ከም እንሪኦ ዘለና መፅሓፍ ኢና ንሪኢ ዘለና። ሓዱሽ ኪዳን እትብል መፅሓፍ ብመን ተሓቲማ እንታይ ከ እትገልፅ?

እዚ ኣብ ምስሊ ንሪኦ ዘለና ቆፅሊ ፍረ ካብ ዘፍርዩ ዝብላዕ ፍረ ካብ ዘፍርዩ ተኽልታት ሓደ ኮይኑ ብጣዕሚ ጥዑምን ኣዝዩ ክባርን ኣብ ዝተፈላለዩ ድንኳናት ንረክቦ ፍረ እዩ ።ከምቲ ንሪኦ ዘለና ቆፅሉ ግፍሕ ዝበለ ኾይኑ እንታይ እንዳተበሃለ ይፍለጥ እዚ ፍረ እዚ?

ኣብ እዙይ ምስሊ ከምቲ እንርእዮ ዘለና በረኻ ኢና እንርእይ ዘለና ተክልታት እንይኤዎ፣ ገቦ፣ እምኒ እንይኤዎ። ኣብ ምንታይ ከባቢ ይርከብ ኢልኩም ትግምቱ?

ኣብዚ ምስሊ ከምቲ ንሪኦ ዘለና ካብ ዓይነታት ፍራምረ ሓደ ኾይኑ ንዝብላዕ ኣብሲልና ክኾን ይኽእል እዩ፡፡ ብጥረ እናሃለወ እንበልዖ ዓይነት ፍረ እንታይ ይባሃል?

ኣብዚ ምስሊ እዚ ከምቲ ንሪኦ ዘለና ናይ ትካል ቀይሕ መስቀል መኻይን ንርኢ ኣለና፡፡ ንምንታይ ግልጋሎት ይውዕላ? ወይ እንታይ ግልጋሎት ክህባ ንፈልጠን?

ኣብዚ ዝተፈላለዩ ዓይነት ሰባት ንርኢ ኣለና። እዞም ዝተፈላለዩ ዓይነት ሰባት ከዓ ዝኾነ ፅሑፍ የንብቡ ኣለዉ። እዚ ፅሑፍ እዙይ ብዛዕባ እንታይ ዝገልፅ ይመስለኩም? እዚ ከባቢ እዚ እንርእዮ ዘለና ቦታ ኸ ኣበይ ይመስለኩም?

እዚ አብ ምስሊ እንሪኦ ዘለና ደው ዝበለ ፁሑፍ ብበዚሒ አብ ስልክታት አብ ማሕበራዊ ሚድያታተ ንጥቀመሉ ግለጋሎት እዩ እንታይ እናተባሀለ ይፈለጥ እዚ ግለጋሎት እዚ?

ኣብ እዚ ምስሊ ከምቲ ንርኦ ዘለና ዓዲ ግራት ዝርከብ ቦታ እዩ። ብዱሙቅ ባዓል መስቀል ዝኽበረሉ ቦታ እዩ ።ፍሉይ ሽሙ እንታይ እዳተበሃለ ይፍለጥ ?

እዚ አብ ምስሊ እነሪኦ ዘለና ብጥበብ ዝተሞለኦ ስራሕቲ ኢድ ዝተሰርሐ ህንፃ እዩ እኒአ :: ብፅርበት ፅንፀይትን ብፅርበት እምንን ዝተሰርሐ ህንፃ እዩ ። እዚ ህንፃ እዚ አበይ ከባቢ ይርከብ? ብበዚሒ ኸ አበይ ከባቢ ይስራሕ?

ከም እቲ ኣብ ምስሊ እንሪኦ ዘለና ኣቅሽቲ መራሕቲ ሃይማኖት ንርኢ ኣለና፡፡ ካብ ኣብ ትግራይ ዘለዉ ክብረ ባዓላት ዝግበር ምርኢታት ሓደ እዩ። እቲ ዝገብርዎ ዘሎዉ ምርኢት። ካብኡ እቲ ሒዞሞ ዝነሄዉ ተክሊ ከ እንታይ ይባሃል? እቲ ክብረ ባዓል ከ እንታይ እዩ?

እዚ አብ ምስሊ እንሪኦ ዘለና ድማ ካብቶም አብ ሳዕስዒታት ትግራይ ሓደ ኮይኑ ሁራ ሰለስተ እናበልና ንፈልጦ እዩ:: አብ ምንታይ ከባቢታት ከ ይስዕሳዕ?

እዚ እንሪኦ ዘለና ጎማ ማይ መገልበጢ እንጥቀመሉ ጎማ እዩ። ንካልኦት ግልጋሎታት ክውዕል እውን ዝኽእል እዩ ከም ስዋ መፅሞቒ ካልኦት ፈሳሲ መትሓዚ እንጥቀመሉ ጎማ እዩ። ኽንደይ ጀሪካን ክትሕዘልና ትኽእል?

አብዚ ምስሊ ዚ እንዕዘቦ ነገር እንተሃለወ ተኽሊ ኢና ንሪኢ ዘለና፡፡ ፍረ ዘፍሪ ተኽሊ፡፡ እዚ ፍረ ዘፍሪ ተኽሊ ድማ ንምግቢነት ንጥቀሞ እቲ ፍረ፡፡ እዚ ፍረ እዚ እንታይ ይበሃል? ወይ ድማ እዚ ዓይነት ተኽሊ እዚ ሹሙ እንታይ ተባሂሉ ይፅዋዕ?

እዚ ኣብ ምስሊ እንሪኦ ዘለና ተኽሊ ዓሻክ ተክሊ እዩ። ንዝተፈላለዩ ክዳውንቲ ፣ጨርቂ ክከውን ይኽእል እዩ። ይዋጋእ እዩ። ኣብ ምንታይ ከባቢ ይበቁል? እንታይ ኸ ይበሃል ሽሙ?

አብዚ ምሰሊ ከምቲ ንሪኦ ዘለና አብ ኩሉም ዳርጋ ክባሃል ይካአል እዩ። ቤተክርስትያናት ንረኽባ አቅሓ እያ ።አብ ዝኾነ ቤተ ክርስትያን ከይድና ዘይንስእና አቅሓ እያ ።እንታይ እናተባህለት ትፍልጥ?

እዚ ድማ ከምቲ ኣብ ምሰሊ እንርእዮ ዘለና ንባህልታት ትግራይ ካብቶም ዝገልፁ ሓደ ኮይኑ ንቆልዓ መሕዘሊ ንሕንጠይ መሕዘሊ እንጥቀመሉ ኮይኑ ብበዝሒ ድማ ኣብ ምንታይ ከባቢ ይርከብ?

ኣብዚ ምስሊ ንዕዘቦ ነገር እንተሃለወ ኣዶ ኢና ንዕዘብ ዘለና፡እዛ ኣዶ እዚኣ ከዓ ብመሰረት ናይ ባህሊ ተጋሩ ተቖኒና እያ እኒኣ፡ እዚ ዓይነት ቁኖ እዚ እንታይ እናተባህለ ይፍለጥ?

ኣብዚ ምስሊ እዚ እንዕዘቦ ነገር እንትሃለወ ቡዝሓት ተከተልቲ እምነት ክርስትና ዝተረከቡሉ ቦታ እዩ ዝንሄ:: እዚ ቦታ እዚ ከዓ ካብቶም ዓበይቲ ገዳማት ናይ ትግራይ ሓደ እዩ ፡፡እንታይ ተባሂሉ ሽሙ ይፅዋዕ ?

እዛ እንሪኣ ዘለና ኣቕሓ ኣብ ቡዙሕ ናይ ስራሕቲ ቢሮታት ንሪኢ ኢና ። ኣብ ትካላት ንሪኣ ኢና ። እዛ ኣቕሓ እዚኣ ትህበና ግልጋሎት ወይ ድማ ትህቦ ጥቅሚ እንታይ እዩ።

እዞም ንሪኦም ዘለና ሰባት ባህላዊ ኣከዳድና ተኸዲኖም ባህላዊ ስዕሲዒት ናይ ትግራይ ዝስዕስዑ ኣለዉ፡፡ እዚ ስዕሲዒት እዝዚ ድማ ናይ ባዕሉ ዝኾነ መለለይ ዓድን ናይ ባዕሉ ዝኾነ መፀውዒ ሽምን ኣለዎ፡፡ እዙይ መፀውዒ ሽም እንታይ ተባሂሉ ይፍለጥ?

እዛ ኣብ ምስሊ እንዕዘባ ዘለና ነገር ካብ ባህላዊ መሳርሒ ሙዚቃታት ትግራይ ሓንቲ ኮይና እንታይ እናተብሃለት ትፍለጥ?

ኣብዚ ምስሊ 'ዚ ከምቲ ንሪኦ ዘለና ቤት ትምህርቲ እዩ ዝርአየና ዘሎ ። እዚ ቤት ትምህርቲ እዚ ኸዓ ኣግኣዚ ቤት ትምህርቲ ካልኣይ ደረጃ ቤት ትምህርቲ ይበሃል። እዚ ቤት ትምህርቲ 'ዚ ኣበይ ዓዲ ይርከብ ?

እዛ ኣብ ምስሊ ንሪኣ ዘለና ኣርማ ብበዝሒ ኣብ ክልል ትግራይ ትርከብ/ትርኤ ዝኾነት እያ፡፡ ንምንታይ ምልክት ትውክለልና ወይ ከዓ እንታይ ኣርማ መግለፂት እያ?

እዚ ኣብ ምስሊ ንሪኦ ዘለና ስእሊ ብዕቀባ ማይን ሓመድን ጌርና እነብቊሎ ተኽሊ እዩ፡፡ እዚ ከይዲ ዕቀባ ማይን ሓመድን ዝግበር ተኸላ ትከላ እንታይ ተባሂሉ ይፍለጥ?

ኣብ እዚ ምስሊ እዙይ ከም እቲ ንዕዘቦ ዘለና ቀዳማይ ብርኪ ቤት ትምርቲ እዩ ዝረአ ዘሎ። እዚ ቀዳማይ ብርኪ ቤት ትምርቲ እዚ ኣበየናይ ዓዲ ወይ ድማ ቦታ ይርከብ ?

እዚ አብ ምስሊ እንሪኦ ዘለና ከም መጋየፅታት እንጥቀመሎም ደቂ አንስትዮ እቲ ሓደ እዩ ። አብ ቡዙሓት ድንኳናት ዝሽጥዎ መጋየፂ ቦታ ይርከብ ፍሉይ ሽሙ እንታይ ይበሃል?

እዚ ኣብ ምስሊ ንሪኦ ዘለና ዓይነት ተኽሊ ንዝተፈላለዩ ጥቕምታት ዝውዕል ተኽሊ እዩ፡፡ ከም ንኣብነት ንዝተፈላለዩ ቅመማት ፀብሒ ንኻልኦት ጥቕምታት ዝውዕል ዓይነት ተኽሊ እዩ፡፡ ሽሙ መን ተባሂሉ ይፍለጥ?

እዚ ከምቲ ኣብ ምስሊ እንሪኦ ዘለና ዝተፈላለዩ ዕሽጋት ምግብታት ኣብ ድንካናት ንረክቦም እዮም እንሄው። ናይ ባዕሉ ዝኮነ መፀዉዒ ሽም ከዓ አለዎ። እዚ መፀዊዒ ሽም እንታይ እናተባሃለ ይፅዋዕ ?

እዛ ንሪኣ ዘለና ንኡሽተይ ኣቕሓ ምስ ኣቑሕትና ምትእስሳር ዘለዋ ኣቕሓ እያ፡፡ ናይ ባዕላ ዝኾነ ሽምን ግደ ስራሕን ኣለዋ፡፡ ሽማ እንታይ ተባሂላ ትፍለጥ? ግደ ስርሓ ኸ እንታይ እዩ?

እዚ እንሪኦ ዘለና ተኽሊ ኣብ ዝተፈላለዩ ቦታ ቦቂሉ እንሪኦ ተኽሊ እዩ። ንዝተፈላለዩ ጥቅሚታት ድማ ይውዕል ።ከም ንኣብነት ቅብኣት ካሎኦት መስርሒ ይጠቅም። እዚ ተኽሊ እዚ እንታይ ተባሂሉ ይፍለጥ?

እዞም ንሪኦም ዘለና ሰባት ተኸተልቲ እምነት እስልምና ኾይኖም፣ ሓደ ዓይነት ክዳን ተኸዲኖም እኔአው ሓደ ዓይነት ክዳን ነይባዕሉ ዝኾነ መፀውዒ ሽም ኣለዎ፡፡ እዚ መጸዊዒ ሹም ታይ እናተሃለ ይፍለጠ?

እዚ ኣብ ምስሊ ንሪኦ ዘለና ተኽሊ ዓገፋ ዝመስል ተኽሊ እዩ። ዝብላዕ ፍረ ዘፍሪ እዩ። እንታይ እናተብሃለ ይፍለጥ? እቲ ፍረ ከ ታይ ይበሃል ?

እዚ ኣብ ምስሊ እንሪኦ ዘለና ስእሊ መሐከሚ ሕሙማን እዩ። ኣበይ ቦታ ይርከብ? እንታይ እንዳተበሃለ ከ ይፅዋዕ?

እዚ ንሪኦ ዘለና ህንፃ ናይ ስራሕ ቦታ እዩ። እዚ ንሰርሐሉ ዓይነት ስራሕ ኸዓ 'ዳ ፅሟቅ መሸጢ እዩ። ብዙሓት ሰባት ከይዶም ዝእንገድሉ ቦታ እዩ። እዚ ቦታ እዚ አበይ ይርከብ?

ክዝሊ እዚ አብ ምስሊ ከም እትሪእዎ ዘለኹም አብ ከባቢኡ ዝግቡነዩ ታሪኻዊ ቦታታት ዘለው ስለ ዝኾነ እዛ ቦታ እዚአ እንታይ ንሰርሓላ ቦታ እያ ? ጎብነይቲ እንታይ ዝገብሩላ ቦታ እያ?

እዚ ኣብ ምስሊ ንዕዘቦ ዘለና ስእሊ ኣብ ፅርግያ ተወዳደርቲ ተፃወቲ ብሽክሌታ እዮም እኒሀው፡፡ ኣበይ ቦታ እዮም ዝኸዱ ዘለው ዝወዳደሩ ዘለው?

እዙይ ኣብ ምስሊ እንርእዮ ዘለና መንእሰይ ካብ ኣባል ምክልካል ሰራዊት ትግራይ ሓደ ኮይኑ ሽሙ መን እናተባህለ ይፍለጥ? እንታይ ከ እዩ ስርሑ?

እዞም ኣብ ምስሊ እንርእዮም ዘለና ሰራሕተኛታት ኣብ ትካል ተቆፂሮም ዝሰርሑ እዮም። እንታይ እናሰርሑ ይርከቡ? እቱ ትካል ከ እንታይ ክከውን ይክእል?

እዚ እንሪኦ ዘለና ገዛ ብዙሓት ዓይነታት ገዛ አለው። ከምኡ እውን ካብቶም ብዙሓት ዓይነታት ገዛ ሓደ እንትከውን ብበዝሒ አብ ገጠር ዝርከብ አብ ገጠር ዝስራሕ ገዛ እዩ። እንታይ እናተባሃለ ከ ይፍለጥ? ከምኡ እውን እዛ አብ ማእከል ዝንኣ ዓባይ ኦም ታይ ትበሃል?

እዚ ድምፃዊ ትግረዋይ እንትከውን ከምኡ እውን ክራር ተፃዋታይ ድምፃዊ እዩ። እዚ ድምፃዊ እዚ ብዙሕ ብባህላዊ ደርፍታት ኢና ንፈልጦ ።ሽሙ መን ተባሂሉ ይፍለጥ?

እዞም እንሪኦም ዘለና ህፃውንቲ ሓደ ዓይነት ክዳን ተኸዲኖም እኒሀው፡፡ እዞም ሓደ ዓይነት ተኸዲኖም ክዳውንቲ ዝኒህው ህፃውንቲ ተምሃሮ እዮም። እዞም ተምሃሮ እዚኦም ኣበየናይ ከተማ ዝመሃሩ ተምሃሮ እዮም? ኣበየናይ ቤት ትምህርቲ ዝመሃሩ ተምሃሮ እዮም?

እዛ አብ ምስሊ እንሪአ ዘለና ካብ ዓይነታት አዕዋፍ ሓንቲ ኮይና እዛ ዒፍ እዚአ ናይ ባዕላ ዝኾነ መፀውዒ ሽም አለዋ። ብበዝሒ ድማ አብ ክረምቲ እያ ትርአ:: እዚ መፀውዒዓ ሽም እንታይ ተባሂላ ትፍለጥ?

ኣብዚ ምስሊ ከምቲ ንሪኦ ዘለና ዝተፈላለዩ ስራሕቲ ይካየዱ አለው። ብመካይን ዝስራሕ ሰራሕ እንሄ ፣ፅርግያ ይስራሕ አሎ። እዚ ቦታ እዚ አበይ ቦታ እዩ?

እዚ ንሪኦ ዘለና እንስሳ ዘቤት ካብ ዝበሃሉ ሓደ ኮይኑ ዝተፈላለየ ጥቕሚ ዝህበና እዩ፡፡ ከም ኣብነት ንመጓዓዝያ ዝጠቕመና እንትኸውን እንታይ ተባሂሉ ይፍለጥ?

ኣብዚ ምስሊ እዚ ንዕዘቦ ነገር እንተሃለወ መርዓ እዩ ዝንኤ:: እዚ መርዓ እዚ እውን መርዓ ባህላዊ ስዕሲዒት እንዳሰዕስዑ ይርከቡ። ብተወሳኺ እውን ሰበይቲ ዝኾነት ኣቕሓ ሒዛ ኣብ ኢዳ እንዳፀንበለት እያ ትርከብ ።እዛ ኣቕሓ እዚኣ እንታይ እናተበሃለት ትፍለጥ ?

እዚ ንሪኦ ዘለና ምግቢ ኣብ ዝተፈላለዩ ቤት ምግብታት ንረኽቦ ምግቢ እዩ፡፡ ካብቶም ሓይሊ ወሃብቲ ምግብታት ድማ ሓደ ድማ እዩ፡፡ እዚ ምግቢ እዚ ክሳብ ክንደይን ዋጋ ይግዛእ?

ኣብዚ ምስሊ ከምቲ እንሪኦ ዘለና ካብ ምድያታት ትግራይ ሓንቲ ዝኮነት ኣርማ ኢና ንርኢ ዘለና። እዛ ኣርማ እዚኣ ድማ እንታይ ተማላክተና ? ኣበይ ትርከብ? ብከመይ ድምፂ ተመሓላልፍ።

ኣብዚ ትሪእይዎ ዘለኩም ምስሊ ብዙሓት ሰባት ተከተልቲ እምነት ክርስትና እናኤዉ። ዓብይ ገዳም ኣሎ ኣብዚ ከባቢ። እቲ ከባቢ ከ እንታይ ይበሃል? እቲ ገዳም ከ እንታይ ይበሃል ሽሙ?

እዞም ንሪኦም ዘለና ሰባት ባህላዊ ኣከዳድና ትግራይ ተኸዲኖም ባህላዊ ስዕስዒት እናሳዕስዑ እዮም ዝርከቡ፡፡ እዚ ስዕስዒት ድማ ሁራ ሰለስተ እናተባህለ ይፍልጥ፡፡ ኣበይ ወረዳ ዝግበር ስዕስዒት እዩ ወይ ኣበይ ከባቢ ዝግበር ስዕስዒት እዩ ?

እዚ ንሪኦ ዘለና ገዛ ኢና ንሪኢ ዘለና። ኣብዚ ገዛ ከዓ ካብ ዓይነታት ተኽልታት ዝኾነ ቆፅሊ እኒህ፡፡ እዚ ቆፅሊ ከዓ ዓንበብቲ ካብ ዝባሃሉ ተኽልታት ዝምደብ ተኽሊ እዩ፡፡ እዚ ዓምባቢ ተኽሊ እዚ እንታይ እናተባህለ ይፍለጥ?

ኣብዚ ምስሊ እዚ እንዕዘቦ ነገር እንትሃለወ ብዙሓት ኣግራባት፣ ተኽልታት ብተወሳኺ እውን ጎቦ ንርኢ ኣለና። እዙይ ተፈጥራዊ ፅባቐ ዝወነነ ከባቢ ኣበይ ከባቢ ኢልኩም ትግምቱ?

እዛ ንሪኣ ዘለና ጓል ኣንስተይቲ ድማፃዊት ትግራወይቲ እንትኸውን ኣብ ገጠር ዝደረፈታ ደርፊ እያ ።እዛ ደርፊ እዚኣ ድማ ሰንቢደ ብዝብል ትፍለጥ እዛ ድምፃዊት እዚኣ ሽማ መን ተባሂላ ትፍለጥ ?

እዚ ምስሊ እዚ ከምቲ እንሪኦ ዘለና ኣብ ብዙሓት ሹቓትን ድንኳናትን ዝርከብ እንትከውን መብዛሕቲኡ ደቂ ኣነስትዮ ዝጥቀማሉ እዩ። ንምንታይ ብከመይን ይጥቀማሉ?

እዚ እንሪኦ ዘለና ፀሊም ክርን ክታብ እናተባህለ ዝፍለጥ ብእምነት ተኸተልቲ ሃይማኖት ክርስትና ኣብ ክሳድና ዝእሰር እንትኸውን ንምንታይ ግልጋሎት ኢልና ኢና ኣብ ክሳድና ንኣስሮ?

እዚ እንሪኦ ዘለና ዓዲ ካብ ማ ከተማታት ትግራይ ሓደ እንትኸውን ዕሸል ኣብ ዝባሃሉ ደረጃ ዘለዉ ከተማታት እዩ፡፡ እንታት ዓዲ ትኸውን ኢልኩም ትግምቱ?

እዚ ንሪኦ ዘለና ተኽሊ ፍረ ካብ ዘፍሪ ተኽልታት ሓደ እዩ። እዚ ፍረ እዚ ድማ ንብዙሕ ጥቅምታት ዝዉዕል እዩ። ኣብነት ከም መወልወሊ መጎጎ፣ ኣብ ፋብሪካ ኣትዩ እውን ንዝተፈላለዩ ቅብኣት መስርሒ ዝጠቅም ተኽሊ እዩ። እዙይ ተኽሊ እዚ እንታይ ተባሂሉ ይፍለጥ ?

ኣብ እዚ ምስሊ እዚ ንዕዘቦ ነገር እንተሃለወ ቡዝሓት ዓይነታት ጫማ ንርኢ ኣለና እዞም ዓይነታት ጫማ ድማ ነፀላ ጫማ ዝብል ተለምዶ እዮም ዝፍለጡ እዞም ነፀላ ጫማታት እዚኦም ኣበይ ከባቢ ብበዝሒ ክርከቡ ኢልኩም ትግምቱ?

ኣብዚ ምስሊ ከም እንሪኦ ዘለና ካብቶም ሱር ትሕቲ መሬት ሰዲዱ ዝቦቅል ተኽልታት ሓደ እዩ። ንዝተፈላለዩ መማቅርቲ ፀብሒ ፣ዝተፈላለዩ ቅመማት ዝጠቕመና ዓይነት ተኽሊ እዩ። እንታይ እናተብሃለ ይፍለጥ?

እዚ ናይ ባዕሉ ቅርፂ ዝሓዘ እምኒ ንሪኢ ኣለና። እዚ እምኒ እዙይ ከዓ ብሰብ ቀደም ጥበብ ዝተመለኦም ዝተሰረሐ ክኸውን ይኽእል እዩ:: ብተፈጥሮ ባዕሉ ዝነበረ እውን ክኸርውን ይኽእል እዩ። ኣብይ ክንረኽቦ ንክእል ወይ ኻዓ ኣበይ ክንሪኦ ንኽእል?

እዚ ንሪኦ ዘለና ገዛ ዝተፀባበቀ ገዛ እዩ። ዝኮነ ናይ ባዕሉ ሕብሪ ዝተፀባበቀ ገዛ እዩ ዝንሄ:: እዚ ሕብሪ እዙይ እንታይ ዓይነት ሕብሪ ተባሂሉ ይፍለጥ?

ኣብዚ ምስሊ ክምቲ እንሪኦ ዘለና ናይ ቀደም ከየንቲ ተጋደልቲ ትግራይ ኣባላት ዝኾና ደቂ ኣንስትዮ ኢና ንሪኢ ዘለና። እዘን ደቂ ኣንስትዮ እዚኣን መነመን ይበሃላ? ኣብ ምንታይ ዓይነት ኪነት ከ ይሳተፋ ነይረን?

እዚ እንሪኦ ዘለና ገዛ ናይ ስራሕ ገዛ እንትከውን ከምኡ እውን ፍልይ ብዝበለ መልክዕ ዝተሰረሐ ካንሸሎ ኢና ንርኢ ዘለና። ኣብዛ ካንሸሎ እትመላከትዎ ዘለኩም ስእሊ እንታይ ዓይነት ስእሊ እያ?

እዚ ንሪኦ ዘለና ብሰብ ስራሕ ዝተገደበ ቃላይ እዩ፡፡ እዚ ቓላይ እዚ ኣብ ኣኽሱም እዩ ዝርከብ ከምኡ ውን ተኸተልቲ እምነት ሃይማኖት ክርስትና ዝጥመቕሉ ቦታ እዩ፡፡ እዚ ቦታ ናይ ባዕሉ ዝኾነ መፀውዒ ሽም ኣለዎ፡፡ እዚ መፀውዒ እንታይ እንዳተባህለ ይፍለጥ?

እቲ። ምስል እዚ ዘመላክተና አብ ትግራይ ተሌቨዠን ትረአ ምስሊ እያ ።እቲ ምስሊ ከ እንታይ መልእክቲ የማሓላልፍና እንታይ ንምልከት ካብቲ ስእሊ?

እዛ ንሪኣ ዘለና ኣቕሓ ውፂኢት ዕንጨቲ ስራሕ እንትኸውን ከምኡ እውን ብዙሕ ግልጋሎት ትህበና እያ ከም ንኣብነት ክዳውንቲ መቕመጢ ትጠቕመና እንትኸዉን እንታይ ተባሂላ ትፍለጥ?

አብዚ ምስሊ እዚ እንሪኦ ዘለና ብዕንፅይቲ ፅርበት ዝተሰርሐ ገዛ እንትኸውን ብበዝሒ አብ ምንታይ ዞባ ወረዳ ከባብታት ይርከብ?

ኣብ እዚ ምስሊ እዚ ከምቲ ንሪኦ ዘለና ብዙሓት መናእስይ፣ መምህር እንሄ። እዞም መናእሰይ እዚኦም ከዓ ተማሃሮ እዮም። ኣብ ኣይናይ ክሊ ዕደመ ዘለው ተማሃሮ ዘለው ይመስሉ? እዚ ሓደ ዓይነት ክዳኖም ከ እንታይ እንዳተበሃል ይፍለጥ?

እዚ ካብ ዓይነት አልኮላዊ መስተ ካብ ዝበሃሉ ሓደ እዩ፡፡ እዚ መስተ እዚ ንቡዙሓት ረብሓታት ይውዕል፡፡ ከም አብነት፡- ናብ ዝተፈላለዩ ውራያት መርዓ፣ ክርስትና፣ ፀበል ሒዘሞም ዝኸዱ ብተለምዶ ሰባት እዮም፡፡ እዚ መስተ እዚ እንታይ ተባሂሉ ይፍለጥ?

እዝ እንርእዮ ዘለና ሕንፃ ናይ ስራሕ ቦታ እንተኸውን ብዘመናዊ መልከዕ ዝተሰርሐ ሕንፃ እዩ ዝኒአ። እዚ ሕንፃ እዙይ ኣበየናይ ከተማ ይርከብ? እንታይ ዝስረሕሉ ቦታ እዩ ከ?

እዛ እንሪአ ዘለና ካብ ዓይነታት አዕዋፍ ካብ ዝበሃሉ ሓንቲ ኾይና ከምቲ እንሪአ ዘለና ፀሊም ሕብሪ እዩ ዝኒሀዋ። እዛ ዒፍ እዚአ ናይ ባዕላ ዝኾነ መፀዉዒ ሽም አለዋ። እዚ ሽም እዚ መን እናተባሃለት ትፈልጥ?

እዚ ከምቲ ትሪእዎም ዘለኹም ካብቶም ባህላዊ መጓዕዝያታት እንብሉም እንስሳታት ሓደ እዩ። ብጣዕሚ ማይ ናይ ምፅዋር ዓቅሙ ዝለዓለ እዩ። እንታይ እናተባህለ ሽሙ ይፍለጥ? ኣብ ምንታይ ከባቢ ብበዝሒ ይረአ?

እዚ ንሪኦ ዘለና ፃዕዳ ባህላዊ መስተ ፃባ እናተባህለ ዝፍለጥ እንትኸውን ብበዝሒ ኣብ ትግራይ ኣብ ገጠራት ትግራይ ዝርከብ እዩ፡፡ ውፅኢት እንስሳ ዝኾነ መስተ እዩ? እዚ መስተ እዚ ተታሒዛትላ ዝንኣ ኣቕሓ እንታይ ትበሃል?

እዚ ኣብ ምስሊ እትሪእይዎ ዘለኩም ምስሊ ፍሉይ መጋየፂታት ዝተላበሳ ኣከዳድነአን ፍልይ ብዝበለ መልክዑ ዝተከደና ሰባት ንሪኢ ኣለና። እዚ ባህሊ እዙይ ናይ ኣበይ ዓዲ እዩ?

ኣብዚ ንሪኦ ዘለና ኣብ ትግራይ ካብ ዝርከቡ ከተማታት ሓደ እንትኸውን እዚ ከተማ እዚ ከምኡውን ብተወሳኺ ዕዳጋ ይካየደሎ፡፡ እዚ ዕዳጋ እዚ እንታይ እናተባህለ ኸ ይፍለጥ? ኣበየናይ ከተማ እዩ ኸ ዝግበርሎ ዘሎ?

እዛ እንርእያ ዘለና ተክሊ መብዛሕቲኡ ግዜ ኣብ ፅርግያ ተተኪሎም ካብ ዘለው ተክልታት ሓንቲ እያ። ከምኡ እውን ኣብ ኣፍ ደገታት ናይ ዝኮኑ ቢሮታት ንሪኣ ተክሊ እያ። እንታይ ተባህላ ትፍለጥ?

እዘን ንሪአን ዘለና ካርድታት ዕደላ መውሀቢ ረዲኤት ካርዲ እንትኮና ብበዝሒ ተመዛበልቲ ሒዘሞን ዝርከቡ ካርድታት እየን። ንምንታይ ግልጋሎት ይውዕላ?

እዚ ኣብ ምስሊ ንርኦ ዘለና ሰብ ኣብ ሓደ መዘናግዒ መናኣስያት ዝሕሉ ዋርድያ እዩ ዝንሂ። እዚ መዘናግዒ መነኣስያት ብተለምዶ እንታይ እንዳተበሃለ ይፅዋዒ?

ኣብዛ ምስሊ እዚኣ ከም እንርእዮ ዘለና መብዛሕቲኡ ሃነፅቲ ገዛ ዝሕዝዋ ንብረት እንትኸውን እንታይ እንዳተባሃለት ትፈለጥ? ንምንታይ ግልጋሎት ከ ትወዕል?

እዚ ከምቲ ኣብ ምስሊ ንርእዮ ዘለና ዝተፈላለዩ ኣቑሑ ገዛ ዝሽየጠሉ ቦታ እዩ ዝነኤ። ከምኡውን ሓፂንመፂን ዝሽየጠሉ ቦታ እንትኾውን እበይ ቦታ ይርከብ ወይድማ ኣበየናይ ከተማ ይርከብ እዩ?

እዚ ኣብ ምስሊ ዘርእየና ዘሎ ስእሊ ኣብ ዝተፈላለዩ ቤት ብልዕታት እንረክቦ ምግቢ እዩ፡፡ እዚ ምግቢ እዚ ኸዓ ንሰውነትና ቡዙሕ ዓይነት ረብሓታት ይህብ፡፡ ሹሙ እንታይ ተባሂሉ ይፍለጥ?

እዚ ንሪኦ ዘለና ፈሳሲ ማይ ተፈጥራዊ ዝኾነ ውህብቶ ዘለዎ ፈሳሲ ማይ እዩ:: እዚ ፈሳሲ ማይ እዚ ኣብ ትግራይ ካብ ዝርከቡ ዓበይቲ ፈሰስቲ ማይ ተባሂሉ ካብ ዝፍለጥ ሓደ እዩ:: እዚ ቦታ እዚ ኣበይ ዝርከብ እዩ?

እዚ ቦታ እዚ ናይ ስራሕ ቦታ እንትኸውን ቤት ብልዕን ቤት መስተን እዩ፡፡ ከምቲ ንሪኦ ዘለና እውን ኣብ ትሕቲኡ ናይ ሸቐጥ ድንዃን እኒአዎ፡፡ እዚ ቦታ እዚ ኣበይ ዓዲ ይመስለኩም?

እዛ እንሪኣ ዘለና ኣቕሓ ብ ከምቲ እንሪኣ ዘለና ብዕንቒ ዘግየፀት ኣቕሓ እያ ዝናኣ። ብበዝሒ እውን ብዞባ ደቡብ እትረኣ ኣቕሓ እያ። ናይ ባዕላ ዝኾነ ግልጋሎት እውን ትህበና እያ ። እዚ ትህበና ግልጋሎት እንታይ ዓይነት ግልጋሎት እዩ ?

እዚ ዘርአና ካብቶም ማዕከናት ሚድያ ትግራይ ሓደ ዝኾነ ድምፂ ወያነ ዜና ዝተመሓላለፈ ዜና እዩ ዝኒአ። እዚ ዜና እዚ መዓዝ ዕለት ዝወፅ ዜና እዩ ? ብዛዕባ እንታይ ከ ይገልፅ ኔሩ ?

እዚ ኣብ ምስሊ እትርእይዎ ዘለኩም ስእሊ መስቀላት እዮም እኒኤዉ እዞም መስቀላት እዚኦም ብበዘሒ ዝሸየጥሎም ከባቢታት ኣበይ ከባቢ ክከውን ይክእል ኢልኩም ትሓሰቡ?

እዚ ኣብ ምስሊ እንሪኦ ዘለና ስእሊ ቤት ትምህርቲ እዩ፡፡ ኣበይ ከባቢ ኸ ይርከብ? ካብ ክንደይ ደረጃ ክሳብ ክንደይ ደረጃ ክፍሊ የምህር?

እዚ እንሪኦ ዘለና ቆፅሊ ገፋሕቲ ቆፅሊ ካብ ዝበሃሉ ሓደ ኾይኑ ንምግብነት ዘገልግለና ቆፅሊ እዩ። ናይ ባዕሉ ዝኾነ ሽም ድማ ኣለዎ:: እዚ ሽም እዚ ታይ ተባሂሉ ይፍለጥ?

ኣብ እዚ ምስሊ ንርኦ ዘለና ስእሊ ሓድሽ ቤት ክርስትያን ዝተሰርሐ እዩ። ኣበይ ወረዳ፣ ዞባ፣ ዓዲ፣ ዝርከብ ቤተ ክርስትያን እዩ።

እዚ ከምዚ ኣብ ምስሊ እንርእዮ ዘለና ናይ ሓመድ ውፀኢት ስራሕ እዩ። ብኢድ ዝተሰረሐ ስራሕ እዩ። ንምንታይ ግልጋሎት ይውዕል ኣሎ? እንታይ ከ ይባሃል ሽሙ?

እዚ ንሪኦ ዘለና ቆፅሊ ብዙሕ ረብሓ ከምኡ እውን ጥቅምታት ዝህበና እዩ። ከም ንኣብነት አብ ዝተፈላለዩ ንፀብሒ ዘገልግሉ ከም ንኣብነት ሽሮ፣ በርበረ ዝጠቅም ቅመም እያ። ብዙሕ ካሊእ ጥቕሚ እውን ንመድሓኒት ትውዕል እያ። እዛ ቆፅሊ እዚአ ታይ ተባሂላ ትፍለጥ?